እዚ ፎቶ እንሪኦ ዘለና ባህሊ መግለፂ ባህሊ ኣከዳድና እዩ ዝርአ። እዞም ሕብረተሰብ እዚኦም ኸዓኒ ባህሎምን ኣብ እዋን ኣውዳአመት ዝግበርዎ ኽዳን ምስ ሰድሮኦም ዝገልፅ ማለት እዩ።

እዚ ኣብ ምስሊ እንሪኦ ዘለና ሰለማዊ ሰልፊ ከም ዝኮነ እዩ ዝሕብር፡፡ እዚ ሰለማዊ ሰልፊ ከዓ ኣብ ኣክሱም ብዝተገረ ናይ ፖለቲካ ሽርሒ እዩ፡፡ ሙስሊም ዝገብረኦ ዘለዋ ሰላማዊ ሰልፊ እዩ፡፡

እዚ ኣብ ምስሊ እንሪኦ ዘለና ተኽሊ እዩ ፍሉይ ሽሙ ከዓኒ ዕረ ይበሃል እዚ ዕረ እዚ ከዓ ፍረ ወይ ከዓ ዓንቢቡ ከም ዘሎ የመልክት አብቲ ዕንበብኡ ከዓ መዓር ዝመስል ከም ዘውፅእ እዉን ይፍለጥ።

እዚ ኣብ ምስሊ እንዕዘቦ ዘለና ናይ ሽፋን ናይ መፅሓፍ እዩ፣ እዚ ሽፋን መፅሓፍ ክዓ ሽሙ ቋንቋ ትግርኛ ኮይኑ መፅሓፍ ተምሃራይ እዩ፡፡ እዚ መፅሓፍ እዚ ከዓ ናይ ዓሰርተ ክፍሊ እዩ፡፡

እዚ ኣብ ምስሊ እንሪኦ ዘለና ፎቶ ሕርሻ ዝራእቲ ሕርሻ ንምልከት ኣለና፣ ፍሉይ ሽሞም ክዓ ዕፉን ወይ ክዓ ዒልቦ ወይ ክዓ ምሸላባሕሪ ወይ ከዓ ምሸላ ንዕዘብ ኣለና ማለት እዩ፡፡

እዚ ኣብ ምስሊ እንሪኦ ዘለና ድምፂ ወያነ ተለቪዥን ትግራይ እንትከውን፣ ድምፂ ወያነ ቴለቪዥን ትግራይ ከዓ ኣብ ምቁፅፃር ዘይሕጋውያን ስደተኛታት ደው ክብል ከም ዘለዎ እዩ ዝመክረና ዘሎ፡፡

እዚ ኣብ ምስሊ ንሪኦ ዘለና ዜና ከም ዝኮነ እዩ ዝሕብር ዘሎ. እዚ ዜና ከዓ ድምፂ ወያነ ትግራይ ከም ዝቀርብ ዘሎ ኮይኑ እዚ ብዛዕባ ስፖርታዊ ናይ ፕሪምየርሊግ ኢትዮጵያ ዘቅርብ ዘሎ እዩ ::ንኣብነት ከም መቀለ ሰብዓ እንደርታ ኣንፃር ጋንታ ከተማ ኣዳማ ክትገጥም ከምዝኮነት እዩ ዝዛረብ ዘሎ።

እዚ ኣብዚ ምስሊ እንሪኦም ዘለና ኣቁሑት ገዛ እንትኮኑ ፍሉይ ሽሙ ከዓ መጋናፈሊ ቡና ኢና ንዕዘብ ዘለና፡፡ ብተወሳኪ ከዓ ደፍተር ኣብኡ ከም ዘሎ ንርኢ ኣለና፡፡

እዞም ኣብዚ ፎቶ እንሪኦም ዘለና እፅዋት እዮም፡፡ እዞም እፅዋት ከዓ ከም ፅሕዲ፣ ግሪቤላ ዝኣምሰሉ ንሪኢ ኣለና፡፡

እዚ ኣብ ምሰሊ ንሪኦ ዘለና ኣርማ እዩ። እዚ ኣርማ እዚ ወይ ካዓ ምልክት እዩ። እዚ ምልክት እዚ ካዓኒ ናይ ኮምሽን መረፃ ብሄራዊ ክልላዊ መንግስቲ ትግራይ ወይ ካዓ ቦርድ መረፃ ምልክት እዩ።

እዚ ኣብዚ ምስሊ እንሪኦ ዘለና መሳርሒ እዚ መሳርሒ ክዓ ንዝተፈላለዩ ስራሕቲ ዝቀርበልና ማለት እዩ፣ ንኣብነት ኣብዛ ምስሊ እንሪኣ ዘለና መስአ ከም መጫበቲ እጀት እውን ትባሃል፡፡

እዛ ኣብ ምስሊ ንሪኣ ዘለና መሳሪሒት ሙዚቃ እያ ።እታ መሳርሒት ሙዚቃ ከዓ ፍሉይ ሹማ ሽምበቆ ትበሃል እንዳነፋሕካ ትፍፆ ማለት እዩ።

እዚ አብ ምስሊ እንሪኦ ዘለና መገያየፂ ኮይኑ እዚ መገያየፂ እዚ ከዓ ባህላዊ መገያየፂ እዩ። ሽሙ ኩሕሊ እንትኸዉን እዚ ኩሕሊ እዚ ከዓ ዶቒሰን ዝተወሰነ ነገር ካሊእ ሓዊሰን ኣብ ኣዕይንተን ዝለኽየኦ ዘለዋ እዛ ቆልዓ ንሪኣ ዘለና ኣብ ኣዕይንታ ትልከይ አላ

እዚ እንሪኦ ዘለና ኣብዚ ምስሊ ዝነሄ መጋየፂ እዩ፡፡ ካብዚ መጋየፂ ከዓ ክልተ ዓይነት ሰዓት ንዕዘብ ኣለና፡፡ ብተወሳኪ ድማ ቅብኣት ንፀጉሪ ዝከውን ቅብኣት ንዕዘብ ኣለና፡፡

እዚ ኣብ ምስሊ እንዕዘቦ ዘለና እንዳቡን እንትከውን ብካሊእ ኣበሃህላ ዝተቆለወ ቡን ንዕዘብ ኣለና ካብኡ ከዓ መደከሪ እጣን እውን ንርኢ ኣለና፡፡ ብካሊእ ኣበሃህላ ከዓ ከም ፈርኔሎ ዝኣምሳሰሉ ኣቁሑት ናይ ቡና እንዳተዓዘብና ንርከብ፡፡

እዚ ኣብ ምስሊ እንሪኦም ዘለና እፅዋት እዮም እፅዋት ክዓ ፍሉይ ሽሞም ክዓ ሓደ ደንዴየር እኒሀ ካሊእ ክዓነይ ኣብሾ ዝብሃል ተክሊ እውን ከም ዘሎ ይሕብረልና ኣሎ፡፡

እዚ እንሪኦ ዘለና ኣብዚ ምስሊ ማለት እዩ ኣብ ከተማ ኣክሱም ዝርከብ ኮይኑ ፍሉይ ሽሙ ከዓ ገሊላ ካፌ ይባሃል፣ ኣብዚ ካፌ ከዓ ከምኒ ፅማቅ፣ በርገር ዝኣመሰሉ ይርከብዎ፡፡

እዚ አብ ምስሊ እንሪኦ ዘለና ዓይነት ምግቢ እዩ አብዚኦም ዓይነታት ምግቢ ከዓ እንጀራ ኮይኑ እቲ እንጀራ ከዓ ከም ብስጋ እንቃቆሖ ዝአመስሉ ዝተቀረበ ማለት እዩ።

እዘን ኣብ ምስሊ እንሪአን ዘለና ኣዴታት ባህለን እንዳገለፃ ይርከባ ብፍላይ ክዓ ኣብ እዋን ኣሸንዳ ከበሮ እንዳወቅዓ ኣሸንዳ ኣሸንዳ ውየ እንዳ በላ እየን ዝርከባ ዘለዋ፡፡

እዚ ኣብ ምስሊ እንሪኣ ዘለና ነጋሪት ወይ ከዓ ከበሮ እትባሃል ፡፡ እዚ ከዓ ብፍላይ ኣብ ቤተክርስትያናት እንጥቀመሉ ሓልሓልፉ ከዓ ኣብ መርዓ እንጥቀመሉ ማለት እዩ፡፡

እዚ ኣብ መፅሓፍ እንሪኦ ዘለና ናይ ሃይማኖት መፅሓፍ እዩ፣ እዚ ናይ ሃይማኖት መፅሓፍ ክዓነይአ ናይ ውግኣት ዲያብሎስ ከምዝኮነ ኣብ ውሽጡ ዘርእየና ማለት እዩ፣ ብካሊእ ኣበሃህላ ናይታ ሃይማኖታዊ መፅሓፍ ላዕለዋይ ሽፋን ኢና ንርኢ ዘለና፡፡

እዚ ኣብ ምስሊ ንርእዮ ዘለና ዘራእቲ እዩ እዚ ዘራእቲ እዚ ኻዓ ፍሉይ ሽሙ ባሎንጓ ይባሃል እዚ ባለንጓ እዚ ኻዓ ተኣሊኹ ቦቝሉ ቡቁልቲ ንብሎ ብፍላይ ኣብ መጋቢት ገብረመንፈስ ቁዱስ ክኾውን እንከሎ እንበልዖ ማለት እዩ ብቁልቲ

እዚ አብ ምስሊ ንሪኦ ዘለና ህንፃ እዪ ። ወይ አርክቴክት ህንፃ እዪ ስነ ህንፃ ዝህነፅ ዘሎ እዪ አብዚ ምስሊ ኮለን ጠጠዉ አቢሎም ይረአዪ ኣለዉ ።

እዚ ኣብ ምስሊ እንሪኦም ዘለና መራሕቲ ናይ ትግራይ እዮም፡፡ ነበር ፕረዚዳንት ትግራይ ዶ/ር ደብረፅዮን፣ መንጀሪኖ ወይ ከዓ ፈትለወርቅ ፣ ኬርያ ኣብራሂም ንዕዘብ ዘኣለና፡፡

እዚ ኣብ ምስሊ እንሪኦ ዘለና ማሕበረ ሰብን ስድራን ኮይኑ ብፍሉይ ከዓ ማሕበረ ሰብና ኣብ ዝኮነ ጉዳይ ከም ዘለዎ እዩ ዘመልክት፡፡ ንእብነት ኣብ ከም መርዓ ወይ ከም ኣብ ተስካር ዝኣምሰሉ ከምዘሎ እዩ ዘምልክት፡፡

ሰብ ስራሕ ፀግሪ ዝተወሰኮ ቁናኖ ደቂ ኣንስትዮ እዩ።

እዚ ኣብዛ ምስሊ እንሪኣ ዘለና ሓፍትና ብሓዱሽ መልክዕ ዝመፅእ ክዳን ኣከዳድና ከም ዝሕብር ዘርእየና ዘሎ፡፡ ብፍሉይ ሽሙ ከዓ ሓፅር ነገር ኮይኑ ብሓዱሽ መልክዕ ዝመፀ ነገር እያ ትሕብር ዘላ፡፡

እዚ ኣብ ምስሊ እንሪኦ ዘለና ገዳም እዩ፡፡ እዚ ገዳም እዚ ከዓ ማሕበረሰብ ናብኡ እንዳደየበ እቲ ከባቢ እውን ናብኡ ደይቦም ከም ዘሎ የርእየና ኣሎ፡፡ ሃይማኖታዊን ታሪካዊን ቦታ እዩ፡፡

ሕዚ ኣብ ምስሊ እንሪኦ ዘለና ሕብረተሰብን ስድራን እዩ፡፡ እዞም ማሕበረሰብ እዚኦም ከዓ ኣቅሽቲ ከም ዘለዎም እዩ ዝሕብር ዘሎ፡፡ ኣብ ዝኮነ ኣኬባ ወይ ከዓ ዘተ እውን ከም ዘለዉ የርድእ፡፡

እዚ እንሪኦ ዘለና ባህላዊ መስተ እዩ። እዚ ባህላዊ መስተ ካዓ ፍሉይ ሽሙ ስዋ ይበሃል። እዚ ስዋ እዚ ካዓ ካብ ገሾ፣ ቡቑሊ፣ ካልኦት ዳጉሻ ዝተሰርሐ እዩ።

እዚ ኣብ ምስሊ እንሪኦ ዘለና ህንፃ እንዳተሰርሐ እዩ። እዚ ህንፃ እዚ ከዓ ፅርግያ እዩ። እዚ ፅርግያ ከም ፀሊም ዝስራሕ ዘሎ ኣብቲ ፅርግያ ክዓ ዝኮነ ኣምፑል ኣብ ማእከሉ ኣምፑል ኤሌትሪክ ተዘርጊሕዎ ከም ዘሎ እዩ ዝሕብረልና፡፡

እዚ ኣብ ምስሊ ንሪኦ ዘለና ትምህርቲ ቤት እዩ። እዚ ትምርቲ ቤት እዚ ካዓ ናይ ህፃዉንቲ መምሃሪ ክላስ ህፃዉንቲ ኣብ ክላሶም ኮይኖም እናተኸታተሉ ዘርኢ ምስሊ እዩ።

እዚ እንዕዘቦ ዘለና ታሪካዊ ቦታ ከም ምኳኑ እዩ ዘርእየና ዘሎ። እዚ ታሪካዊ ቦታ ከዓኒ ወሰን ወሰኑ ብመከባብያ ደጎል ብኳና ተከቢቡ ወይ ከዓ ተሓፂሩ ከም ዘሎ የምልክተና፡፡

እዚ ኣብ ምስሊ እንሪኦ ዘለና ኣይተ ጌታቸው ረዳ ይበሃል። ኣብዚ ሕዚ እዋን ፕረዚዳንት ክልል ትግራይ እዩ፡፡ ካብኡ ከዓ ዝኮነ መግለፂ እንዳቅረበ ዝኮነ ሚድታት ቃሉ እንዳሃበ ከም ዝኮነ የርኢ ኣሎ፡፡

እዚ አብ ምስሊ ንሪአ ዘለና ሓፍትና መጋየፂ አብ ክሳዳ ገይራ ከም ዘላ የመላኽተና እዞም መጋየፂታት እዚኦም ከዓ ሽሞም ሓደ ዝብጦ መስቀል ካልአይ ጎቧጉብ ሳልሳይ ከዓ መስቀል እዚታ ከአኒ አብ እዋን አሽንዳ ከም ዝገብሮኦ ይሕበር።

እዚ ኣብ ምስሊ እንሪኦ ዘለና መግለፂ ባህሊ እዩ፡፡ ካብኡ ከዓ ምግቢ እዩ፡ ፡እዚ ምግቢ ኣብ ቅርጫት ዝባሃል ዝቅረብ ኮይኑ ብሌማት ዝተባሃለ ከዓ ተከዲኑ እኒሄ፡፡ ካብኡ ማሕበረሰብ ከቢቡ ናብ ማኣዲ ክበልዕ ንርኢ ኣለና፡፡ እዚ ገዛ እውን ብስፈ ዝተመለአ ከም ዝኮነ ንዕዘብ ኣለና፡፡

እዚ አብ ምስሊ እንር'ዮ ዘለና ናይ ሃይማኖት ቦታ እዩ። እዚ ናይ ሃይማኖት ቦታ እዚ ከዓኒ አብ ገጠር ዝርከብ ኮይኑ ቤተ-ክርስቲያን ከም ዝኮነ እዩ ዝሕብረና ዘሎ።

ኣዚ ኣብ ምስሊ እንሪኦ ዘለና ንግዲ ኮይኑ እዚ ንግዲ እዚ ካዓ ናይ ቤተክርስትያን ኣቑሕት ከም ዝኾነ ንኣብነት ፅላል ኣሎ ንዕዘብ ኣለና ከም መትሓዚ ዳዊት እውን ንዕዘብ ኣለና፡፡

እዚ እንሪኦ ዘለና ኣዴታትና እየን። ወይ ክዓ ኣሕዋትና እየን። ካበኡ ተቆኒንኦ ዘለዋ መልክዕ ፀጉሪ ክዓ ኣልባሶ ወይ ክዓ ሸውዓተ ኣልባሶ ይብሃል ማለት እዩ::

እዚ ኣብ ምስሊ እንሪኦ ዘለና ታሪካዊ ቦታ ውቅብን ተፈታዊን ካብ መላእ ሃገራት ንዕኡ ክሪኡ ዝብህግዎ ቦታ እዩ፡፡ ሓወልቲ ንዕዘብ ኣለና ማለት እዩ፡፡ ደስ ዝብለካ ዝተፀገነ ሓወልቲ ድማ እንዳተዓዘብና ንርከብ።

እዚ ኣብዚ ምስሊ እንሪኦ ዘለና መኣዲ ወይ ከዓ መመገቢ እዩ፣ ማሕበረሰብ ተኣኪቦም ኣብ ቅርጫት ዝተቀረበ እንጀራ ብሌማት ዝተከደነ ኢና ንርኢ ዘለና፣ እዞም ማሕበረሰብ እዞም ቀሺ ባሪኮም ቆሪሶም ከብልዑና እዮም፡፡